ኣብ ቤት ብልዑል መስተን ዝተፈላለዩ ዓይነታት ግልጓሉት ክንረከምኒ ኽእል ኢና እዝሚ ርዖ ዘለና ካብ ኣብ ቤት ብልዑ ን መስተን ካብ ንሮኸም ትኩስ መስሳት ሓድ እንትኸዉን ቡናተ ዋሂል ይጽዋዕ።

ኣብ ሃገርና ዝተፈላለዩ ዓየንታት ናይ ግልን ናይ ምንግሥትን ትካላት ኣለዉ ብዞም ተካላት እዚዮምካ ናይ ባዕለም ዝኾነ ምፍል ባንዲራት ዘለዎ ምትኮኑት ካብዚኣቶም ሓደ እዝሚ ርእዮዝና ናይ ኣምበሣምስቲ ዘለዉ ባንዲራ ናይ ኣምበሳ ባንኪ ይውክል።

ሰፍላለይ ዓይንታት በህላዊ ፃማታትለዉ ካብኣቶም ሓደ ዝኾነ ሽራኽ ዝበሃልን ትኸውን ሰባት ኣብ ዓበቲ ኽብረው ዓላት ኣው ደኣመታት በህላዊ ኽዳንቲ ኸዲኖም ካብዝጐብሩም ባህላዊጫማታት ሓደ እዩ።

እዚ ንርእዮ ዘለና መብዙሕቲኡ ጊዜ ኣብ ክባቢታት ገጠር ንመንበሪ ዝጥቆምሉ ዓይነት ገዛ ኾይኑ ካብ ጭቃን ሰዓርን ዝሥራሕ ኾይኑ ፊሉይ መፀውዒ ሹሙ እንታይ ይበሃል?

ኣብ ኦርቶዶክስ ተዋህዶ ቤተ ክርስትያን እምነት ተከተልቲ ምእመናን ኣብ ክሳዶም ዝኣስርዎ ከምኡ እውን ካህናት ኣቦታትና ኣብ ኢዶም ሒዞም ዘሳልሙና ናይ ሃይማኖት ተዋህዶ መግለፂ ዝኮነ እዚ እንሪኦ ዘለና እንታይ ተባሂሉ ይፅዋዕ ?

እዞም ኣቦታት ካህናት እዚኦም ዝምባባ ሒዞም ንጎይታና መድሓኒትና እየሱስ ኩርስቶስ ብዕለተ ሰንበት ናብ እዮርሳሌም ብክብሪ ዝኣተወላ መዓልቲ የክብሩ ኣለዉ፡፡ እዛ መዓልቲ እዚኣ እንታይ ተባሂላ ትፍለጥ?

ኣብቲ ግራይ ዝተፈላለ ዓየንታት ኾሎቲካውን ማኅብራዉን ሓበሬታታት እንሮኽወሎም ዝተፈላለይ ዓኔንታት ናይዘ ና ኣውታር ብለዉ ካብቱም ዝተፈል ዕንተት ናይዝና ኣውታር ዝኑርኦ ዘልና ኸዓ ዛራ ሚድያ ተብሂሉ ይፍለጥ።

ብዙኃት ዝተፈላለዩ ዓይንታት ማይጾምን ናይ ሥዕረት ምግዳት ዘለዉ እንኮኑ ካብኣቶም ዝን ሪዮት ዘለና ካብቶም ናይ ሥዕረት ምጕዳት ሓድ እንትኸውን ጠብሲ ብንጀራ ተባሂሊ ይጽዋእ::

ኣበደጋህ ወይ ድማ ኣው ሽጕ ዝተፈልለይ ዓንታት ንብረት ወይውን ኣኦሑ ይሽየጡ ተዋኽቶን ድማ ከም መጋየእሳት ዝጾሙና ወይ ምቶሞት ዝዘለልቢል እናቝሑታት ጥቈሶም ትኾኑ ዝኒልዑ ዘልናደሞ ሓደ ኸዋኣፈም እዩ።

ኣብ ከባቢናን መንበሪ ገዛናን ህንፃታትን ንምስራሕ ዝተፈላለየ ዓይነታት ንብረት ወይ ድማ መሳርሕታት ንጥቀም፡፡ እዚ ኣብ ምስሊ እንሪኦ ዘለና እንታይ ዓይነት መሳርሒ እዩ?

ኣብ ትግራይ ፖለቲካውን ማሕበራውን ሓበሬታታት እንረክበሉ ዝተፈላለየ ዓይነት ናይ ዜና ማዕከናት ኣለው። እዚ ኣብ ምስሊ እንርእዮ ዘለና እንታይ ዓይነት ናይ ዜና ማዕከን እዩ?

ደቂ ኣንስትዮ ኣሕዋትና ፀቢቀንን ወቂበንን ንክረኣያ ዝተፈላለየ ዓይነታት መጋየፂ ይጥቀማ እየን. ከም ኣብነት ኣብ እዝነን ኣብ ክሳደንን ኣብ ካልኦትን ዝገብራ እንትኮና እዚ ንሪኦ ዘለና ካብ ኣብ ክሳደን ካብ ዝጥቀምኦ መጋየፂታት ሓደ እንትከውን እንታይ ተባሂሉ ይፅዋዕ ?

ደቂ ሰባት እዝተፈላለይ ዓይነታት መስተልስሉስን ኣልኮላውን ትቐም እዮም ካብ ኣቶም ዞሚ ርእኦም ዝለና ብሱንስ መስተከም ሪንዳ ከምኡ ኣልኮላዎ ምስተከምርቂ ዝበለ ብስተፈያለ የመልክሉ ቀሪቡን ንርእዮ ኣለና።

እዚ እንሪኦ ዘለና ሓወልቲ ናይ አኽስማዊ ቅዱስ ግእዝ ፣እዝል ከምኡ እውን አራራይ ናይ ቤተክርስትያን ቅኔታት ካብ ሰማይ ዝተቀበለ ቅዱስ ሰብ እንትኸውን መን ተባሂሉ ይፅዋዕ ይመስለኩም?

ኣብ ኦርቶዶክስ ተዋህዶ ዝተፈላለየ ዓይነታት ናይ ኣገልግሎት ስያመታት ከምዘለዉ ዝፍለጥ ኮይኑ እዞም ንሪኦም ዘለዉ ኣቦታትና ኸ እታይ ዓይነት ኣገልግሎት ወይ ከዓ እንታይ ዓይነት ስያመ ዘለዎም ይመስለኩም?

ከም ዝፍለጥ ዝተፈላለዩ ዓይነታት ኣሕምልትን ኣትክልትን ኣለው ።እዚ እንሪኦ ዘለና ከዓ ውፅኢት ኣትክልትን ኣሕምልትን ኮይኑ ንምግብነት ካብ ዝውዕሉ ሓደ እዩ። ሽሙ ከ እንታይ ይበሃል ?

ትግራይ ዓድና ከም እትፈለጥ ብዝተፈላለየ ዓይነታት ብታሪኻዊን ብተፈጥራኣዊን ታሪኻት ዝማዕረገት እንትኸውን እዚ እንሪኦ ዘለና ካዓ ኣብ ከተማ ማቐለ ዝርከብ ታሪኻዊ ቦታ ሽሙ እንታይ ይባሃል?

ኣብ ቤት ብልዕን መስተን እዝተፈላለዩ ዓይታት ቢጋሎት ንረኽበሉ ንኽእል ኢና ዝንርዖዘልና ካኣብ ቤት ብልዕን መስተን ካብ ንሮኽቦም ትጉሳት ምስታት ሓድ እንትኸውን ዳቡና ይበሃል።

እዚ እፅዋት እዚ ኣብ መብዛሕትኦም ከባቢታት ትግራይ ዝወቅል እንትከውን ዝተፈላላየ ጥቅምታት ኣለዎ። ከብኣቶም ድማ ንዕንፀይቲ፣ ንፅላል ከምኡ ድማ ንከባቢ ኣየር፣ ኣዝዩ ጠቃሚ ዕፅዋት እንትከውን እንታይ ተበሂሉ ይፅዋዕ ይመስሎኩም?

እዚ ሰባት ኣምልኸም ኣሚኖምን ተማሕፂኖምን ኣብ ሰውነቶም ብፍሳስን ከምእውን ብምሕፃብን ሕማም ዝፍወስሉ ፣ዝጥዕሉ፣ ዝሓዊሉ ተፈጥራዊ ባህላዊ ፈሳሲ እንትኸውን ፉሉይ መፀዊዕኡ እንታይ ይባሃል?

ብዙሓት ዝተፈላለየ ዓይነታት ነይዚ ና መዓኸነ ዘለዉ እንቲኾኑ ካብዋቶም ሓደ ዝኾነ እዝሚርእወ ዘለና ነይዘ ንኣውታር ብዛዕባ ኢፍት ሓዊ ኣትዕድድላ ሬድእትን ሰዕብንን ዝገልጽ ዓይኔት ናይዲ ንኣውታር እዩ።

ኣብ ሃገርና ዝተፈላለዩ ጶልቲካውን መኸበረውን ከምውን ኢቆኖሚካሊ ሓብሪታታት እንርኅበሉ ዝተፈላለይ ዓያንታት ናዝ ና ኣውታራት ለዉ ካብቶም ኣይዙና ኣውታራት ሓደ ዝኾነ ዝኒረኦ ድልና ዓሻም ተብሂሩ ይፍለጥ።

ኣብ ዓለምና ዝተፈላለዩ ዓይነት ተሽከርከርቲ ኣለው። ካብኣቶም ድማ ደቂ ሰባት ካብን ናብን ንምጉዕዓዝ ከምኡውን ከበድትን ቀለልትን ፅዕነታት ንምፅዓን የገልግሉ ። እዚ ኣብ ምስሊ እንሪኦ ዘለና ታይ ዓይነት ተሽከርካሪ እዩ?

ጥንታውያን ወለድና ካብ ከውሒ ፈልፈሎም ፣ ካብ እምኒ ፀሪቦም ቡዙሓት ታሪኻዊ ሓድግታት ገዲፎምልና እዮም፡፡ እዚ ንሪኦ ዘለናኸ ኣበይ ዝርከብ ታሪኻዊ ቦታ እዩ?

ደቂ ኣነስትዮ ኣብ እዋን ኣሸንዳ ደሚቐን ንኽረኣያ ዝተፈላለየ ዓይነት መጋየፂ ይጥቀማ እየን፡፡ ንኣብነት ጎባጒብ፣ ኩትቻ፣ ዑንቂ መስቀል ይጥቀሱ፡፡ እቲ ኣብ ግንባራን ክሳዳን ኣሲራቶ ዘላ ካብ ዑንቂ ዝተሰርሐ ኸ እንታይ ይበሃል?

እዝንሪዮ ዘለና ኣልቋይ ወይም ደማ ዓተር ባሕሪ ዝበሃዝንትኸውን ካብቶማት ክልቲመሓምልትምሎም ሓደ ኾይኑ ዝተፈላለይ ጠቕምታትለዎ ካብኣቶም ድማ ከምፊፍልሚድ ኮምኡውን ከምፊ ፍልኣታዊ ኾይኑ የገግለና።

እዙይ ኣብ ምስሊ እንርእዮ ዘለና ስራሕቲ ውፅኢት ዕንፀይቲ ናይ ኦርቶዶክስ ተዋህዶ ተኸተልቲ ኣብ ክሳዶም ዝኣስርዎ መግለፂ ሃይማኖቶም እምነቶምን እንትኸውን ሽሙ እንታይ ይብሃል?

ብዙኃት ዝስተፈላለዮ ዓነታት መሥተታት ብስሉስን ኮምእውን ኣልኮላዋ ምሰተታትን ደለዉ ንትኮኑ እዝን ርዮ ዘልና ካብቶም ኣልኮላዊ ምሥታት ንብሎ ሓድ እንትኸውን ሃብሻ ቢራ ተባሂል ይጽዋዕ።

አብ ገዛናን አብ ቤት ምግብታትን እንጥቀመሎም ብዙሓት ዓይነታት ናይ ገዛ አቑሑ አለው። እዚ ንሪኦ ዘለና ኸዓ ሎሚን መፅሞቒ ዝጠቕመና ካብ ናይ ገዛ አቑሑታት ሓደ ኾይኑ እንታይ ተባሂሉ ይፅዋዕ?

ከም ዝፍለጥ ኣብ ሃገርና ዝተፈላለዩ ዓይነታት ቋንቋን ባህልን ዝድረፉ ዓይነታት ደርፊ ኣለው። ካብዝኦቶም በዚ ኣብ ምስሊ እንርእዮ ብዘለና ዓይነት ባህላው ክዳን ተከድንካ ዝድረፍ ዓይነት ሙዙቃ እንታይ ይባሃል?

እዞም እንርአዮም ዘለና ተኸተልቲ እምነት ኦርቶዶክስ ተዋሃዶ ቤት ክርስቲያን መእመናን ፃዕዳ ነጸላ ገይሮም ጸሎት ኣብ ምግባር ዝርከቡ ምእመናት እንተኾኑ እቲ ዘለዎ ቤት ክርስቲያንን ዓድን ታይ ተባሂሉ ይፅዋዕ?

ብዙኃት ዝተፈያል ናይ ገዛ ቕሑታት ዘለዉን ትኾኑ ካብ ኣቶም ዙንዲዮ ዘልና መንከሽከት ዝብሃልን ትኸውን ቡናንምቕላብ ዝጠቕመና ዓይነት ናይ ገዛ ምሣርሒ ኣቕሑ እዩ።

ዝተፈላለይ ዓይነታት ትኩስን ዝሕል መስተታት ዘለዉ እንተኮኑ ካብቶም ትጉሳት መስታትንሎም ሓደ ቡና እንትኸውን ዝተፈላለይ ጥቕምታት አለዉ ካብኣቶም ሓይዶሞ ንምንቃሕ ይጠቕመኒ::

አብ ዕዳጋ ወይ ድማ አብ ሹቅ ዝተፈላለዩ ዓይነት ንብረት ይሽየጡ። ካብአቶም ድማ ከም መጋያየፅን ንምግብነት ዘገልግሉን አቁሑታትን ይጥቅሱ እዮም። እዚ አብ ምስሊ እንሪኦ ዝኒአና ኸ እንታይ ይበሃል?

እዳጓ ምግዲ ዝተያ በገሉ ዝካየደሉ ሰፍሕያን ግቢ ቦታ ኾይኑ ዝዘለናይ ምግራት ብቐሊሉ ንረኾሉ ቦታውን እዩ ካብቶምዝ ሽዩጡ ነገራት ዛብዙ ንርዮኒ ኢና ደቃ ን ስቲዮ ዝኽደኖ ኦዂዳን ሓዲ ኾይኑ እንታይናታ ኣውሃለ ይፅዋዕ።

ዓበይቲ ትካላት ምህርቲ ንምፍላጥ ዝተፈላለዩ ዓይነታት መፋለጢ ክጥቀሙ ይክእሉ እዮም፡፡ ካብአቶም ሓደ ድማ ብመስኮት ቴሌቪዥን፣ ብመልክዕ ፅሑፍ ክኸውን ይክእል እዩ፡፡ እዚ እንሪኦ ዘለና ምስሊ ሓደ ካብቶም መፋለጢታት ክኸውን ይክእል ዶ?

እዚ ኣብ ምስሊ እንርእዮ ዘለና መብዛሕትኡ ግዜ ኣብ ከባቢታት ራያ ዝጥቀሙ እንትኮኑ ብበዝሒ ከዓ ደቂ ኣንሰትዮ ከም መመላክዒ ከይኑ የግልግለን:: ከምኡ ከዓ ንዝተፈላለዩ ሕማማት ከም መድሓኒት ኮይኑ ዘገልግል ዓይነት ባህላዊ ሕክምና እንታይ ይባሃል?

ዝተፈላለዩ ዓይነታት ናይ ገዛ ኣቁሑት ኣለው። ካብአቶም ኣብ እዚ ንሪኦ ዘለና ሓደ ዝትፈላለየ ጥቅሚ ይህበና እዩ:: ካብ ኣቶም ሐደ ማይ መትሓዝን ክኮን ይክእል:: ንስዋ መትሕዚ ሽሙ እንታይ ተበሂሉ ይፍለጥ?

ኣብ ገዛውትናን ዓብ ቢሮታትን ና ሓምኡመጥን ኻልኦትን ጥኦምና እሰፈላለይ ዓይንታ ሥራሓቲ ውፂት ጥንጺት ኣለዉ ካብኣቶም እዝሚርእዮ ዘልና ካብቱም ሥራሕቲ ውፂት ሓድ ኾኑ ጣውላተብሂሉ ዘፍለጥእንተኾዉን ዝተፈረለይ ዕኅታት መቅመጢ ጠቕመና::

ብዙኃ ትተፈላለዩ ዓይነታ ተሓመልትና ት ክልትን ዘለዉ እንትኮኑ፤ ዝንርእወዘልና ካብቶም ኅምልትናት ክልትንንብሎም ውፂኢድ ሓድ እንትኸውን ሽንጕርት ዝተብሃሉ ዝፍለጥ ዝተፈላለይ ኣይንካት ይጉታት ንምሥራሕኣዝጠቕመና ኣይነት ኣሓመልትናት አትክልትን እዩ።

ኣዴታት ትግራይ ጠቢዖንን መዓሪገንን ምአረገን ዝተፈለለይ ዓንንታት ካብ ወርቅን ካ ብሩርን ዝተሠርሐ መገይዝተ ትጥቀማ እይን ብዛን ርያ ዘልናዲ ኸዓ ኣብ ዝናጌይራቶ ዘላ ካቦሩ ዝተሠርሐ ዓይንት ምጋየጽ እዩ።

እዚ ሓምለዋይ ወርቂ እናተበሃለ ዝፅዋዕ ብበዝሒ ኣብ ከባቢ ክረምቲ ንምግብነት ዝውዕል ኣዝዩ ጥዑም ምግቢ እንትኸውን ፍሉይ መፀውዒዑ እንታይ እንዳተባህለ ይፅዋዕ?

ኣብ ትግራይ ዝተፈላለዩ ዓይነታት ባህላዊ ደርፍታት እንትህሉ እዚ ንርእዮም ዘለና ኸዓ ብናይ ትግርኛ ዘርፍታት ዝግብር ጸወታ እንትኸውን ልመጸውዑ ድማ ጐይላ ተብሂሉ ይፍለጥ።

እዚ ናይ ደቂ ተበዕትዮ ናይ ስራሕቲ ጨጉርን ሓለዋ ቁንጅና ኣውዳት ማእኸል ከም ዝኾን ዝሕብር መፈለጢ እንትኸውን በዓል ዋና ናይ እዚ ማእኸል ጨጉር ቤት መን ይብሃል ?

ከምቲ ኣብዚ ምስሊ ንሪኦ ዘለና ካብ ስራሕቲ ኢደ ጥበብ ሓደ ኾይኖም ኣብ ዕለታዊ ናብራና ዝተፈላለዩ ዓይነታት ጥቕምታት ኣለዎም፡፡ ካብኣቶም ገዛ ንምፅራይ ይሕግዘና፡፡ እዚ ዓይነት ኢደ ጥበብ እንታይ ተባሂሉ ይፅዋዕ?

ኣብ ኦርቶዶክስ ተዋህዶ ሃይማኖት ዝተፈላለየ ዓይነታት ስነ-ስርዓት መርዓ ኣለው። ካብኣቶም እዛ ኣብዚ እንሪኦም ዘለና ኣክሊል ደፊፎም ዝገብርዎ መርዓ ሽሙ እንታይ ይበሃል ?

ካብ ጐሶ ብቕሊ ዳጕሻ ካብ ዝሥርሑ ባህላዊ ኣልኮላዊ ምሰታት ሓደ ኾይኑ ልመጸዊዒኡ ድማ ስዋ ተብሂሉ ይብለድ።

ብዙኃት ዝተፈላለዩ ዓኔካት መጋየ ዝተዘለዉ እንትኾኑ እዞም መጋይ እዝተዚያቶም ካብ ዝተፈላለይ ነገራት ዝሥርሑ ከም ናኣብነት ከም ዕምባዋን ካልወትን እዝኣ መሰሉ ዝዳለዉ እንትኾኑ ኣብ ናይ ግዓት መደዋት ኣብ ሹምግልና ኣብ መርዓ ዝኣ መሰል ይረኣዩ።

ደቂ አንስትዮ ፀቢቀንን ማዕሪገንን ከምኡ እውን ፍሉያት ኮይነን ንክረአያ ዝተፈላለየ ዓይነታት መማላክዕታት ወይ ድማ መጋየፅታት ይጥቀማ እየን። እዚ እንሪኦ ዘለና ካብዞም መፀበቅታት ሓደ ኮይኑ እንታይ ኢልና ንፅዎዕ?

ከም ዝፍለጥ ኣብ ትግራይ ዝተፈላለየ ዓይነታት ባህላዊ ምግብታት ኣለው። ካብኣቶም እዙይ ኣብ ምስሊ እንርእዮ ዘለና ሓደ ኮይኑ ፍሉይ መፀውዕኡ ሹም እንታይ እናተባህለ ይፍለጥ? ወይ ከዓ እንታይ ይብሃል?

ከምቲ አብቲ ምስሊ እንሪኦ ዘለና ንእሽተይ እንስሳ ናይ ሓርገፅ ቅርፂ ዘለዎ እንትከውን ካብቶም ሰጎምቲን እንስሳ ናይ በረካን ናይ ደገን ሓደ እንትከውን ሹሙ እንታይ ይበሃል?

ቡዝሓት ዓይነት ናይ ገዛን ናይ በረካን እንስሳታት ኣለዉ። ካብኣቶም እዛ እንሪኣ ዘለና ናይ ገዛ እንስሳ ከም ፍልፍል እቶት ከምእውን ፀባን ውፅኢት ፀባን ንረክበላ ዓይነት እንስሳ ኮይና እንታይ ተባሂላ ትፅዋዕ?

ዘመርአን ዘለና ኣዴታት ሽፈንቲ ኸዲንን ነጸላ ገይረን ከምኡውን ናብ ኢድን ቈጽ ሒዘንዝኒየዋ ኣብ ነይምመርዓሽ ምግልና መድር ስማግልታት ምምቕባል ዝግበር ምርኢት እዩ።

ዝተፈላለይ ዓይንታት ወሃብቲ ጉልበትን ሕማም ዝከላከሉልናን ምግብታት ኣለዉ። ካብዚ ኣቶም እዚ እንርኦዮ ዘለና ካብቶም ወሃብቲ ሃይሊ ዝበሃሉ ምግብታት ሓድ እንትኸውን እንታይ እንዳበልና ንጽውዖ?

ኣብ ዓለምና ዝተፈላለዩ ዓይነታት ተሽከርከርቲ ኣለዉ፡፡ ካብኣቶም ድማ ደቂ ሰባት ካብ ቦታ ናብ ቦታ ንምጉዕዓዝ ከምኡ ዉን ከበድትን ቀለልቲን ንምፅዓን የገልግሉና፡፡ እዚ ኣብዚ ምስሊ ንሪኣ ዘለና ከ እንታይ ዓይነት ተሽከርካሪ ይብሃል?

ኣብ ከባቢና ዝተፈላለዩ ዓይነት እፅዋታት ከምኡ እዉን ተክልታት ከም መድሓኒት ከምኡ እዉን ከባቢና ማዕሪጎምን ፀቢቖምን ንኽርኣዩ ዝጠቕሙና ቡዙሓት ዓይነታት እፅዋት እንኤዉ። እዚ ኣብ ምስሊ እንሪኦ ዝንኤና ዓይነት እፅዋት እንታይ ይብሃል?

እዚ ሓዱሽ ኣሰፋፍያ ቅዲ መንነታውን ፖለቲካውን ትሕዝጻቶ ዘለዎ ካብ ቀይሕ፣ ብጫ ሕብሪ ዘለዎ ባንዴራ ዝተሰርሐ ሓዱሽ ኣሰራርሓ እንትኸውን እዚ ባንዴራ እዚ ናይ መን ባንዴራ እዩ?

ኣብቲ ግራይ ብዝኃት ተፈለጢ ደረፍታትን ድዕድምጽሳትን ዘለዉም እንተኾኑ ካብኣቶም ሓድሪ ዝኾነ ሰሎም እምባይ ወይ ከዓ ወድ ባይር ነተዉሃለ ዝፍለጥ ኣብ ዝኑርእዮ ዘለና ዋና ኤኽዋና ኣብ ዝብል ደርና ተጸወተ ንርእዮ።

አብ ቢሮን አብ ገዛውትናን ከም ከፍ መበሊ ከምኡውን ቢሮ ንጋሽ መቀበሊ ንካልአት እንጥቀመሉ ዝተፈላለዩ ዓይንታት ስራሕቲ ውፅኢት ዕንፀይቲ አለው:: ካብአቶም እቲ አብ ምስሊ እንሪኦ ዘለና ሓደ ኮይኑ ሽሙ እንታይ ይባሃል?

ዝተፈላለየ ዓይነታት አትክልትን አሕምልትን ከምዘለው ዝፍለጥ ኮይኑ እዚ ንሪኦ ዘለና ከዓ ሓደ ካብቶም እትክልትን አሕምልትን ኮይኑ ንወድሰብ ከም ፍልፍል እቶትን ንምግብነትን ዘገልግለና ኮይኑ ፍሉይ ሽሙ እንታይ ይበሃል?

ከም ዝፍለጥ ገፀ-ምድሪ ዝተፈላለየ ዓይነት መልክዓት ኣለውዎ። ካብኣቶም ድማ እዚ ኣብ ምስሊ እንሪኦ ዘለና ብኽፊል በሪኽን ዓሚቑን ካብ ኣቶም ሓደ ኮይኑ ሽሙ እንታይ ይባሃል?

ከም ዝፍለት ዝተፈለለዩ ኃይንካ ዘጽላት ለዉ ካብኣቶም ዝን ርእዮ ዘለና ሓድ እንትኸውን ኣብ ዝተፈለለይ ቦታታት ኣብገው ታሕዘወቕል እንትኸውን ከም ንለዉ ኸዕል ይጥቆምኣሉ ኢና፡፡

ባህላዊ ሕክምና ናይ ጥዕና ፀገም ከጋጥመና ኸሎ ክንጥቀመሉ ንቡርን ልሙድን እዩ። እዚ ንሪኦ ዘለና እፅዋት ከ ሽሙ እንታይ ይመስለኩም? ንምንታይ ዓይነት ሕማም ከ ንጥቀመሉ?